እዚ ካብቶም ኣሕምልት ፍራምረን መሸጢ ሓደ ኮይኑ እንዳ ኣስቤዛ ይበሃል፡፡ ብፍሉይ ሽሙ እዙይ ድማ ብዙሓትን ምቁራትን ጥዑማትን ናይ ፀብሒ ቅመማት ዝረከብዎ እዩ፡፡

እዙይ ናይ ኣስማራ ዓለም ለኻዊ ምዕሩ ፉ ነፈርቲ እንተኸውን ፤ብጥዕምኻስ ጽቡቕ ዝበሃል ቅርጽን ደስ ባሃል ሰሕበይኒ ዘኾነ እዩ።

እዚ ኣብ ቤት ትምህርቲ ኮይኑ ዝተፈላለየ ዓይነት ብኣትክልትን ዝተሰርሐ ምግቢታት ብጣዕሚ ጥዑም ዝኾነ እዩ። እዚ ድማ ናይ ተሃድሶን ካልኦትን ሓጎሳትን ንገልፀሉ መደብ እዩ።

እዚ ካብቶም ዘመናውን ሓደሽቲ ዝባሃሉ ሳምናታት ሓደ ኮይኑ ብጣዕሚ ብሉፅን ብጣዕሚ ፅሬትን ዘለዎ ሳምና እዩ። እዚ ድማ ካብ ዝተፈላለዩ ተኽልታት ዝስራሕ ኮይኑ ብዝበዝሐ ከዓ ካብ ዕረ ዝስራሕ እዩ ።

እዚ ካብቶም ንምድማርን ንምቅናስን ወይ ድማ ንምብዛሕን ንምምቃልን እንጥቀመሎም መሳርሒ ሓደ ኮይኑ ኳልኩሌተር ይበሃል እዙይ ድማ ዝተፈላለዩ ቁፅርታትን ዘይፍለጡ ቁፅርታትን ንምድማር ንምቅናስ እንጥቀመሉ ዓይነት መሳርሒ ሓደ እዩ ።

እዚ ካብቶም ብሉፃትን ሓደሽቲን ማሽን ሓደ ኮይኑ ንመሳርሒ ዓፂድን ሎቕላቕን እንጥቀመሉ ዓይነት መሳርሒ ማሽን እዩ።

እዙይ ውድድር ብሽክሌታ ዝበሃል ኮይኑ ንሃገሮም ዎኪሎምን ከምኡኸዓ ብሉጻትን ውርያትን ፍሉጣትን ዝበሃሉ ተዋዳ ደርቲ ሳተፍሉ ሃገር ወኪሎም ዝሳተፍሉን እዩ።

እዚ ካብ ወርቅን ብሩርን ብበዝሒ ዝስራሕ ኮይኑ ንመማላክዒ ወይ ድማ ንመጋየፂ እንጥቀመሉ ዓይነታት ንብረት ወይ ድማ ዓይነታት መኣድን እዮም። እዙይ ድማ ኣብ ወዲ ሰብ ክንደይናይ ለውጥን ክንደይናይ መማላክዕን ከም ዝኮነ እንገልፀሎም እዮም፡፡

እዚ ፍልይ ዝበለ መልክዕን ቦታን ኮይኑ ንታሪካዊ ቦታትን ተፈጥሮአዊ ቦታታት ዝገልፅ እዩ። እዙይ ድማ ፍልይ ዝበለ ግርማ አለዎ።

ቡና ከዓ ካብቶም ቅልል ዝበሉ ወይ ንመዘናግዒ ንጥቀመሎም ዓይነት መስተ ቡና ይበሃል። መልክዑ ከዓ ፀሊም እዩ።

እዚ መሸጥን መዐደግን ኣቁሑ ገዛ ኮይኑ ከም ሌማት፣ መሶብ፣ ፈርኔሎ ካልኦት ብረድስትታትን ሸሓነታትን መሸጢ ማእከልን እዩ፡፡

ላዕለዎት አመራርሓ ኢትዮጵያ ንኣባላቶም ኣብ ኣኼባ ናመርሑ ዉዒሎም ሓሳባቶም ከም ዝተቀበሉን ድምድም መጨረሻ ድማ ከም ዝተረዳድኡን እዪ ዝነግር።

ኢትዮጵያ ካብቶም ብዓይነታት ስፖርት ብፉልይ እትፍለጠሉ ጉያ እዩ። እዚ ድማ ወርቅነሽ ኢዴሳ ዝተብሃለት ጎያይት ኣብ ኣሳካ ማራቶን ዉድድር ከም ዘሸነፈትን ከም ዝተዓወተትን ዝገልጽ እዩ።

እዚ አስቤዛ ዝሽቀጠሉ ወይ ድማ አስቤዛ ማእከል ኮይኑ ብፍላይ ድማ ኮሚደረን ካልኦት ዝርከቦ ባታ እዩ።

እዙይ ካብቶም ሓደ ናይ ቀረባን ሓደሽትን ዘመናዊ ዝኮኑ ማሽናት ሓደ ኮይኑ ዝተፈላለዩ ዓይነት ስራሕቲ ዝሰርሕ ማሽን ኮይኑ ከምዝኮነን ዝገልፁ እዮም?

ደስ በሃሊ ዝኮነ ቦታ ብጣዕሚ ዝተፈላለዩ ፅቡቃትን ሙሉካዓትን ዝኮኑ ኣሕምልትን ጥራምረን ዝረከብዎን ፅርይ ዝበለ መስኖ ዘሎዎን ከባቢ እዩ።

እዚ ዘመናዊ ኮፍ መበሊ ወንበር ኮይኑ ፍልይ ዘብሎ ከዓ ካብ ሃገሩ ንበይኑ ላዕሊ-ላዕሊ ዝሽክርከር ኮይኑ ኣብ ዘለኻዮ ክትመላለሰሉ ትኽእል ወንበር እዩ።

ካብቶም መለለዪ ካብ እንጥቀመሎም መሳርሕታት ሓደ ኣርማ እዩ ።እዚ ድማ ባንዴራ ኮይኑ ናይ ኢትዮጵያ ቤት ኮርፐሬሽን ዝገልፅ ኣርማ እዩ።

እዚ ንኽትሪኦ ፍልይ ዘበለ ግርማን ፅባቐን ኣለዎ፡፡ ኮይኑ ግና እዚ ረጊፀን ክኸዳ ከለዋ ብጣዕሚ ዝጥንቀቓሉን ንኸውድቐካ ብጣዕሚ ዝሰፈሐ ዕድል ዘለዎን ጫማ እዩ፡፡

እዚ ካብቶም ዓይነታት ስፖርት ሓደ ኮይኑ ጉያ ይበሃል። እዚ ድማኒ ዓብይ ጉያ ናይ ኢትዮጵያ ተወዳደርቲ ብምኳን ብንያም መሓሪ እና ኣሳየች ኣይቸው ከም ዝተዓወቱን ቀዳሞት ከም ዝወፁን ይገልፅ፡፡

እዚ ካብቶም መጋየፂታት ሓደ ኾይኑ ካብ ብሩርን ወርቅን ካልኦት ማዓድናት ዝስራሕ ዓይነት ናይ እዝኒ ሳቑር እዩ፡፡ እዚ ድማ መብዛሕቲኡ ደቂ ኣንስትዮ ኣሕዋትና ዝጥቀማሉ ዓይነት መጋየፂ እዩ፡፡

እዚ መሰረተ ልምዓት ህዝቢ ኮይኑ መናሃርያ ይባሃል፡፡ እዚ ድማ ዝተፈላለዩ ቦታ ዝመፁ ተሳፈርቲ ኣዕሪፎም ወይ ድማ ናብ ዝተፈላለየ ቦታ ዝሳፈርሉን ቦታ እዩ፡፡

እዙ ባንክ ወጋገን ኮይኑ ዝተፋላለይ ዓይነ ተግልግሎታት ዝህብ ባንኪ እዩ ኣየርትከትንመቑራጽ ገንዘብ ናብ ተልን ምሕሊላፍ ኮምውን ካል ተግልግሎትን ዝህብ መዃኑ ይገልፁ።

በኣቃማምጡኡ ደሰ ዝብለካን ንነብስካ ዘይጎዳእ ዓይነት መስተ ዝሓዘ ሸቀጣ ሽቀጥ ብፍላይ ድማ ለሰላሳ፣ ሚሪንዳ,፣ኮካኮላ፣ ፔፕሲ፣ ስፕራይት ኩሎም ዓይነታት ሉሱሉሳት መስተ ዘይጓዱኡን ዝሓዘ እዩ::

ብጣዕሚ ጥዑማትን ብጣዕሚ ምቁራትን ዝኮኑ ኣሕምልቲን ፍራምረን ከምኡ ድማ ኣብ እዋን ምግቢ ኣይትግደፈኒ ዝብሉ ከምዝኮኑ።

እዚ ካብቶም ባህልታትን ክብሪታትን ዝባሃሉ ናይ ተኸተልቲ ሃይማኖት ክርስትና እንጥቀመሉ ጥምቀት ወይ ድማ ክርስትና ይባሃል። እዚ ድማ ወዲ ኣብ አርብዓ መዓልቲ ጓል ኣብ ስማንያ መዓልቲ እንጥመቐሉ።

እዚ ዝተፈላለዩ ዓይነታት ኣሕምልትን ፍራምረን ዝሽየጠሉ ቦታ ኮይኑ ብጣዕሚ ምቁራትን ጥዑማት ንዝኾኑ ዝሽየጠሉ እዩ:: ንኣብነት ከም ባናና፣ ፓፓየ፣ ለሚን፣ ማንጎን ዘኣመሰሉን ዝሽየጠሉ እዩ::

እዚ ካብቶም ጨዋታት ኩዕሶ ሓደ ኮይኑ ኩዕሶ መርበብ ይበሃል። እዚ ከዓ ብክልቲኡ ጋንታ ሽ ሽዱሽተ ዓሰርተ ክልተ ብጠቅላላ ዘሳትፍ ፀዋታ እዩ።

እዚ ካብቶም ዓይነታት ኣልኮላዊ መስተ ሓደ ኾይኑ ቢራ ይበሃል:: እዚ ድማ መናእሰይ ዝጥቀሙሉ ኾይኑ ናብ ስክራንን መንገዲ ዝስሕትን ክሳዕ ዝኾዉን ሕይል ዝበለን ፅዕፅዕ ዝበለን መስተ እዩ።

እዚ ካብቶም ታሕተዎት ቤት ትምህርትታት ሓደ ኾይኑ፣ ቀዳማይ ብርኪ ቤት ትምርቲ ይበሃል። እዚ ድማ ብዙሓት ህፃዉንቲ ድሕሪ ሽንቲ ቤት ምጥቃሞም ብሳሙናን ማይን ተሓፂቦም ክላሶም ዝኣትዉሉ እናስሓቁ እናተሓጎስሉን ዝዉዕሉ ወይ ድማ ትምርቲ እናሰነቁ ዝዉዕልሉ እዩ።

እዚ ካብቶም ዘበናዊ ኤሌክትሮኒስ ካብ ዝበሃሉ ሓደሽቲ ስራሕቲ ሓደ ኮይኑ ምድጃ ይበሃል። እዚ ድማ ዝተፋላለዩ ዓይነት ፀብሒ ዝተፈላለዩ ካልኦትን ዓይነት መሳሪሒ ኤሌክትሮኒክስ እዩ።

እዚ ኣብ ከተማ ናይ ንግድን ለዉጢን ዕዳጋን ዝግበረሉ ቦታ ኮይኑ ዝተፈላለዩ ሸቀጣትን ዝተፈላለዩ ገንዘባታትን ዝቀያየሩሉን ዝላዋወጠሉን ቦታ ወይ ደሞ ዕዳጋ እዩ።

እዞም ኣዝዮም ፅቡቃትን ምልኩዓትን ዝኮኑ መጋየፅታት ደቂ ሰባት ከም መማላክዒ ዝጥቀምሎም ካብ ብሩርን ወርቅን ዝስርሑ መሳርሕታት መጋየፅቲ እዮም፡፡ እዚ ድማ ብበዝሒ ኣብ ክሰድን ኣብ እዝንን ኣብ ግንባር እውን እንጥቀመሎም እዮም፡፡

እዙይ ካብቶም ብእምነት ሃይማኖት እስልምና ዝካየድ ስነ ስርዓት መርዓ ኮይኑ ፍልይ ዝበለ አካዳድናን ፍልይ ዝበለ አከባብራን ዘለዎ መርዓ ኣዩ።

ካብቶም ንመጋየፂ ንጥቀመሎም ዓይነታት ሰውነትና ሓደ እዝኒ እዩ ። እዚ ድማ ዝተፈላለዩ ካብ ብሩርን ወርቅታትን ዝተሰርሐ ፅቡቃትን ምልኩዓትን ዝኾኑ መጋየፅታት ዝሕዝ ወይ ድማ ዘንጠልጥል እዩ።

ተምሃሮ ትምርቶም ብዝግባእን ኣጽኒዖምን ጠንኪሮም ተማሂሮምን ኣብ ዝብፃሕ ምስ በፅሑ ወይ ድማ ትምርቶም ምስ ወድኡ ዝምረቅሉ መዓልቲ ወይ ድማ ዝምረቅሉ ኣዳራሽ እዩ። እዚ ድማ ብጣዕሚ ደስ ዝብልን ናይ መጨረሻ ምስንባት ናይ ትምህርትን ከምዝኮነ።

እዚ ካብቶም ዘመናዊ ኣለባብሳ ሓደ ኮይኑ ብፍላይ ድማኒ ዝተፈለየ ቅርፅን ናይ ባዕሉ ዝኮነ መመላክዕን ከም ዘለዎ እዚ ካብ ፀጉራ ካብ ጫማኣ እዚ ልብሲ እውን ብጣዕሚ ፍልይ ዝበለ መልክዕ ዘለዎ እዩ፡፡ ብጣዕሚ ከዓ ደስ ይብል፡፡

እዚ ካብቶም መግለፅታት ወይ ደሞ መፋለጢ ዝብሃል ሓደ ኣርማ ኮይኑ እዚ ድማ ናይ ከተማ ኣዲስ ኣበባ ቢሮ ትምህርቲ ምምሕዳር ኣርማ እዩ።

ከብቶም ብዛሓት ስራሓቲ ዝከየድሉ ቦታ ሓደ ኮይኑ ገለገለ ንምግላፅ ድማ ናይ ምህርቲ ማእኸል፣ ናይ ጥ ናይ ስኒ ሕክምና፣ ናይ ፎቶ እስቴድዮ፣ ናይ መድሓኒት መደብርን ከም ዘለዉዎ ይግልፅ።

እዚ ካብቶም መሰረታዊ ልምዓታት ዝብሃል ሓደ ኮይኑ ህፃውንቲ ኣብ ሓደ ቦታ ኣኪብካ ዝተፈላለዩ ትምህርቲታትን ኣስተምህሮታትን ቱ።

እዚ ካብቶም ስራሕቲታት ጫማ ሓደ ኮይኑ ብበዝሒ ዝጥቀመሉን ፉኩስ ዝበለን ቅልል ዝበለን እዩ። እዚ ድማ ብበዝሒ ናብ ሩሑቅ መንገድን ወይ ድማ ዝተፈላለዩ እንቅስቃሴታት ንምግባር ዝፈኮሰን ዝቀለለን እዩ። ብበዝሒ ድማ ንጥቀመሉ።

እዚ ፍልይ ዝበለ አቀማምጣ ዘለዎ ናይ ገዛ ቢሮ ኣቅሑ ኣቅሓ ብፍላይ ድማ ብጣዕሚ ደስ ዝብል ኮይኑ ኩሉ ዓይነት ንብረት ብሓደ ከምዘሎ ኣብ ቀረባ ከምዝርከብን፡፡

እዚይ ካብቶም መጋይፅታት ሓደ ኮይኑ ኣብ ገዛ ዝግበር መጋየፂ እዩ:: እዚድማ ፍሊይ ዝበለ መልክዕን ቅርፂን ሳሓባይነት ክህልዎ ይገብረ እቲ ገዛ ድማ ተፈታዋይ ወይ ምዕርግ ይከዉን::

እዚ ካብ ሓደ ቦታ ዕዳጋ ዓዲግካ ወይም ደግሞ ዝኮነ ዝደለካዮ ነገር ገዚእካ ናብ ካሊእ ቦታ እትጓዓዘሉን እትንቀሳቀሰሉን ዓይነት ስራሕ እዩ። እዚ ድማ ሸቀጥ ይብሃል።

እዚ ዝተፈላለዩ ፖለቲካን ዝተፈላለዩ ሓደሽቲ ነገራትን መግለፂ እንበሉ ዜና ቴሌቪዥን ኮይኑ እዚ ድማ ዝተፈላለዩ ነገራት ንአስተምህሮን ዝጠቅሙ ሓሳባት ዝሓልፈሉን እዩ፡፡

እዚ ካብቶም ዝተፈላለዩ ነገራት ክፍቱሕልካን ዝኾኑ ፀገማት ክቅረፉልካን ትደልዮም ዓይነት ስሚዒት ኣገላልፃ ኮይኑ እዚ ድማ ኣብ ኣኼባ ኮይና ስምዒታን ቅሬታን ትግልፀሉ መንገዲ እዩ።

እዞም ኅምልትን ፍራምርን ዝኾኑ ንምግቢ ንጥቀምሎም ዓይነታት ጸብሒ ኾይኖም ብጥዓምኽዓጥ ዑማትን ምቁራትን እዮም።

እዙ ካብ ወርቂ ዘተሠርሐ መጋየፂ ኾይኑ፤ ብፍላይ ድማ ደርቃን ሽተሖናት ጥቆማሉ ኣብክሳደን ኣብ እዝነን ኮምውን ኣብ ርዕሰንን ኣብኢደን ጽቆማሉ መጋየፂ እዩ።

እዞም ክልተ ኣመራርሓ ሰባት እዚኦም ኣብ መዘናግዒ ቦታን ፅቡቅ ዝኮነ ከባብን ከይዶም እናተዘናግዑን ሓሳቦም ድማ እናገለፁ ከም ዘለዉ ።

እዙይ ካብቶም ሙቁራትን ጡዕማትን ዝኾኑ ኣትክልትን ፍራምረን ሓደ ኾይኑ ጥቁልል ጎመን ይባሃል። እዚ ድማ ብጣዕሚ ጡዑምን ወይም ደሞ ኣቃሚምካ ብእንጀራ ዝብላዕ ዓይነት ምግቢ እዩ።

እዚ ታሪካዊን ተፈጥራኣዊን ዝኾነ ቦታ ናይ ባዕሉ ዝኾነ ቅርፅን ዝኮነ መልክዕን ዘለዎ ዝተፈላለዩ ብዝተፈላለዩ ዓይነት ሕብሪ ዝተቐብአ መሬትን እዩ።

ካብቶም ብዙሓት ዓይነታት መስተ ሓደ ማይ እዪ እዚ ድማ ዝተፃረዩ ኬሚካላትን ብ ዝተፈላለዪ መሳርሕታትን ተፃርዪ ዝስራሕ ማይ እዪ ።

እዚ ናይ ኢትዮጵያ ተቋማት ጉባኤ ብማሕበር ዝገብርሉ ናይ ፀሎት መራሒ ግብሪ እዩ፡፡ እዚ ድማ ብሓባር ፀሎቶምን ምስጋነኦምን ዘቅርበሉ ቦታ እዩ፡፡

ሓርማዝ ካብቶም ዓበይቲ እንስሳታትን ኣብ በረኻ ዝነብሩን ሓደ ኮይኑ ፍልይ ዝበለ ግርማን ብጣዕሚ ነዊሕ ዝበሃል መልሓስን ዘለዎ ፍጥረት ወይ ድማ እንስሳ እዩ ።

ዓረብያ ሒዝና አብ ዝተፈላለዩ ፅርግያታትን አብ ዝተፈላለዩ ቦታታትን ብዘይ ንዕቀት ስራሕ ሰሪሕና ከም ንልወጥን ሃገርናን ባዕልና ከምንቅይርን እዩ፡፡

እዙ ናይ ጸውኂ መሣርሕታት ዝሓዘ ሱእ ኮይኑ ብፍላይ ድማ ዘይቲ ፣ሽሮ ፣ ጨው ካልእቱን ዝተፋላለዩ በርበረ ምቊራት ናይ ጸብ መሣርሕታት ዝኃዘ እዩ።

እዚ ህፃውንቲ ዝተፈላለዩ ትምህርትታትን ዝተፈላለዩ ሓደሽቲ ተሞክሮታትን ዝመሃሩሉ ቦታ ኮይኑ ፤ ህፃውንቲ ድማ ብዝግባእን ብአትኩሮትን ዝዕዘቡሉን ዝመሃሩሉን ክፍሊ እዩ፡፡

እዚ ናይ ኢትዮጵያ ቢሮ ትምህርቲ ብዓል ስልጣን ዜና ዘመሓላልፈሉ መደብ እዩ። ብዛዕባ ትምህርትን ብዛዕባ ካልኦት ሓበሬታታት ዘመሓላልፈሉ ቢሮ ትምህርቲ ሃገር ኢትዮጵያ እዩ::

እዚ ዓይነታት አቕሓ ዝሓዘ እንትኸውን ንገለገለ ንምግላፅ ድማ ከም እርሳስ፣ ቢሮን መስመርያን መቐስን ካልኦትን ዝርከቡዎ እንትኸውን እዚ ድማ ንፅሕፈት ብጣዕሚ አገደስትን አድለይትን ካብ ዝበሃሉ መሳርሒታት እዩ፡፡

ኢትዮጵያውያን አትሌታት አብ ዓለምና ዝገበርዎ ተሳትፎ ክንደየናይ ዓብላልነት ከም ዘለዎን ክንደየናይ ብሉፃትን ተሸለምትን ከም ዝኾኑ ።

እዚ ማእኸል ዕዳጋን ንግድን ኮይኑ ብፍላይ ድማ ናይ ኣባግዕ ዕዳጋ እዩ ።እዚ ድማ ዝተፈላለዩን ደስ ዝብለካ ዕዳጋን ለውጥን ትገብረሉን እዩ።

ሓደ ዝኾኑ የኾነ ሓሳብ ወይ ከዓ ዘይተረድአካ ሓሳብ እንተሃልዩ ብምያጥን ብምርዳእን ከም ዘፍታሕ ካልኣይ ከዓ ተማይ ተረዳ ድኢኻሲ ውፂት ከም ትረኽወሉ እዩ ዝገልፅ።

እዚ ካብቶም መጋየፂታት ሓደ ኮይኑ ብበዝሒ ድማ አወዳት ዝጥቀምሉ መጋየፂ እዩ። እዚ ካብ ወርቅን ብሩርን ዝተፈላለየ ዓይነት ማእድናትን ዝስራሕ ኮይኑ ፍልይ ዝበለ ቅርፅን መልክዕን ድማ የምፅእ።

እዙይ ካብቶም ዓይነታት ስራሕ ሓደ ኾይኑ ስራሕ ከይነዓቅካ ኣብ ዝኾነ ጎደናታት ተሸኪምካን ኣብ ሑቐኻ ሒዝካን ትሰርሖም ሸቀጣ ሸቀጥ እዮም። ነዚ ድማ ስራሕ ከይነዓቅካን ኣብ ዕዉት መንገዲ ከም እትበፅሕ ዘመላክት እዩ።

እዚ ብጣዕሚ ፍልይ ዝበለን ፅብቕ ዝበለን መንበሪ ደቂሰባት ኮይኑ ፍልይ ዝበለ ቅርፅን ፍልይ ዝበለ ሰሓብነትን ዘለዎ እዩ። ተኽልታት ውን ዘለዎ።

ዎው ብጣዓሚ ደስ ዝብል ኣቀማምጣ እዩ ዘለዎ፡፡ እዞም ኣሕምልትን ፍራምረን ንምግቢ ዝጠቅሙና ዓይነት ተክልን ፍራምረን ኮይኖም ብጣዕሚ ደስ በሃልን ጥዑማትን ምቁራትን ዝኮኑ ምግብታት እዩ፡፡

እዚ ካብቶም ዓይነታት ኤሌክትሮኒክስ ሓደ ኮይኑ ንብዝሕ ዝበለ ዓመታት ዝፀንሐ ስራሕቲ ኤሌክትሮኒክስ እዩ። እዚ ድማ ሬድዮ ወይ ድማ ቴብ ይበሃል። እዚ ድማ ዝተፈላለዩ ሙዚቃታትን ዝተፈላለዩ ዜናታትን እነሰምዐሉ ሓበሬታ እንሰንቀሉን እዩ።

እዚ ካብቶም ተፈጥሮኣውን ታሪኻውን ዝኾኑ ቦታታት ሓደ ኮይኑ እዚ ድማ ንመዘናግዕን መስሕብ ቱሪዝምን እንጥቀመሉ ፍሉይ ቦታ እዩ ደስ በሃሊ ግርማ ድማ ኣለዎ።

እዚ ካብቶም ዓይነታት ሳሚና ሓደ ኮይኑ ዝስረሐሉ ድማ ካብ ዕረን ዝተፈላለዩ ዓይነታት ተክሊ ዝስራሕ ጥዕም ዝበለ ጨናን ፅቡቕ ዝኮነ፣ ፅፉፍ ዝኮነ ፅሬትን ዘለዎ ሳሙና እዩ፡፡

እዚ ላዕሎዎት ኣመራረሓ ኢ/ያ ታሕቶዎት ኣመራርሓ ኣባለትን ሓቁፉ ዝርከብ ኣኬባ ኮይኑ እዚ ድማ ዋና ኣመራርሓ ዘለዉ ንእሽተይ ሕቶን ብዝሕ ፣ፅዕፅዕ ዝበሉ ዝኮረይዩ ዝመስሉ መድረክ እዩ።

ዋዉ ብጣዕሚ ደስ ዝብል እዚ አብ ልሙዕ ቦታን ዕምበባ ዝበዝሖ ከባቢን ለምለምን ዝኮነን ቦታ ፍቅሮምን ሓጎሶምን ደስተኦምን ዝገልፁሉ ኸባቢ እዪ ብጣዕሚ ኸአ ደስ ይብል ።

ዳቦ ካብቶም ዓይነታት ምግቢ ሓደ ኮይኑ ካብ ፊኖ ዝስራሕ ዓይነት ምግቢ እዩ፡፡ ብጣዕሚ ጥዕሙን ምቁርን እዩ፡፡

ደቂ ሰባት ደኺሙና፣ ሪሂፅና ፣ሞይትና እንከይበሉ ንእሽተይ ስራሕ እንከይበሉ ኣብ ዝላዓለ ደረጃ ንምብፃሕ ዝፅዕሩሉን ዝሰርሑሉን ቦታ ናይ ስራሕ ቦታ እዩ፡፡

እዙይ ካብቶም ንመስሕብ ቱሪዚም እንጥቀመሉ ሓደ ኮይኑ መንጫዕጫታ እዩ። እዙይ ድማ ፍልይ ዝበለ፣ ቅርፂ ፍልይ ዝበለ ስሕበት ዘለዎን ቦታ እዩ። ብጣዕሚ ድማ ደስ ይብል።

ህፃዉንቲ ኣብ ቤት ትምህርቲ ከይዶም ትምህርቶም ብዝግባእ ኣፅኒዖምን ዝተሓተትዎ መሊሶምን ዝሕጎስሉን ዝድነቁሉን ቤት ትምህርቲ እዩ፡፡

እዚ ናይ መፋለጢ ቦታ ኮይኑ ዝተፈላለዩ ዓይነት ስራሕትን ዝተፈላለዩ ዓይነታት ሸቀጣትን መግለፂ ዝህብሉ ወይ ድማ ኣድራሾምን ስልኪ ቁፅሮምን ፅሒፎም ዝገልፅሉ እዩ። ንምፍላጥ ዝኣክል ማለት እዩ።

አዚ ካብቶሞ ኣካላዊ ምንቀስቃሳት ስፓርት ሓደ ኮይኑ ጉያ ይበሃል። እዚ ድማ መበል ዒስራን ኣርባዕተን ዙር ዓቢይ ጉያ ኣብ ኢትዬጵያ ዝካይደ ኮይኑ ንልዕሊ ሓምሳ ሽሕ ተሳተፍቲ ዘካይዲ ዓይነት ጉያ እዩ::

እዚ እቲ ዝሓየለ ኣልኮለዊ መስተ ኮይኑ ሽሙ ደማ ጉደር ይባሃል። እዚ ንእሽተይ ሰቲካ እውን ሕሊናካን ኣእምሮካን ክቅይር ዝከእል ወይድማ ከሰክር ዝከእል ዓይነት መስተ እዩ።

እዛ ህጻን ንመጀመርያ ጊዜ ናብ ቤት ትምህርቲ ዝከደትሉ መዓልትን ካብኡ ድማ ኣብ መጫወቲ ቦታን ግዜን ተሕልፍ ከምዘላ ይገልጽ።

እዚ ብጣዕሚ ደስ ባሃሊን ሰሓባይነትን ወሰን ከተማ ቦታ ብዙሓት ሰባትን ብጣዕሚ ዓበይ ዝበሃል ስራሕትን እናሰርሕሉ ዝርከብሉ ቦታ እዩ።

እዙይ ጫማ እዙይ ኣብሎሚእዋን ብጣዕሚ ተጠላብነት ዘለዉን ደስባሃልን ከም ዝኾነ ኮይኑ ግና ብጣዕሚ ኻብጽልአኒ ካ ኸዓ ንመኸዱ ብጣዕሚ ኣፀጋምን ከም ዝኾነ ይገልጽ።

ካብቶም ፅንሕ ዝበሉን ቡዙሕ ሰዓታት ዝወሰዱን መሳርሕታት መጓዓዝያ ሓንቲ ዓረብያ እያ። እዚ ድማ ዝተፈላለዩ ቅልል ዝበለ ኣቁሑትን ዝተፈላለዩ ንብረታትን ካብ ቦታ ናብ ቦታ እተንቀሳቅሰሉ ወይም ደሞ ብኽሊትኡ ኣእዳውካ እናደፋእካ እናሽከርከርካን እትጥቀመሉን እዩ።

እዚ ማእኸል መሸጥን መዕደግን ናይ ኣትክልትን ኣሕምልትን ፍራምረን ዝኾነ መሸቀጢ እዩ። እዚ ድማ ዝተፈላለየ ዓይነታት ንምግቢ እንጥቀመሎም ዓይነት ተኽልታትን ፍራምረን እንረኽበሉ መማእኸሊ እዩ።

እዙይ ኣብ ዝኮነ ይኩን ቦታ ዓብይን ንእሽተይን ከይበልና ስራሕ ወፊርና አሕምልትን ፍራምረን እንሸጠሉ ቦታ ኮይኑ ክንደየናይ ከምንቅየርን ከምእንልወጥን ድማ ዝገልፅ እዩ። እዚ ድማ ጡዑማት ኣትክልትን ፍራምረን ዝሽየጠሉ እዩ።

እዚ ካብቶም ላዕለዎት አመራርሓ ሓደ ኮይኑ ዋና ሓላፊ ሚኒስተር ትምህርቲ ኢትዮጵያ እዩ። ሽሙ ድማ ብርሃኑ ነጋ ይበሃል። እዙይ ድማ አብ ማእኸሉ አዲስ አበባ ገይሩ ንሃገረ ኢትዮጵያ ብሚኒስተር ትምህርቲ ዘመሓድራ ሓላፊ እዩ።

እዚ ኣብ ቅድስቲ ቤተ ክርስቲያን ተዋህዶ ዝርከብ ኮይኑ ናይ ጎይታናን መድሓኒትናን ኢየሱስ ክርስቶስ ስጋ ወደሙ ንዝቅበሉ ሰባት ዝህብ እዩ::

እዚ ብመፅሓፍን ጋዜጣን ኮይኑ እዚ ድማ ዝተፈላለየ ሓደሽቲ ነገራትን ዝተፈላለዩ ማሃራይን ሓፈሻዊ ፍልጠትን እንቐስመሉ ጋዜጣ ወይ ድማ መፅሔት እዩ::

እዚ ናይ ብሄራዊ መንግስታትን ክልላትን ኢትዮጵያ ባንዲራ ወይ ድማ ኣርማ ኮይኑ ኢትዮጵያ ድማ ባንዲራ ኢትዮጵያ ድማ ኣብ ማእኸለን ከቢበንኣ ዝርከባ ባንዲራታት እየን፡፡ እዚ ድማ ኩለን ክልላት ኢትዮጵያ ዝገልፅ ኣርማ እዩ፡፡

ብጣዕሚ ዝገርም ክዳን እዩ፤ ካብቶም ሓደሽትን ሙሩፃትን ዝበሃሉ ዓይነታት ክዳን ኾይኑ ብጣዕሚ ቅርፅን መልክዕን ከምዘምፅን ከምዘለዎን እዩ።

እዙይ ኣብ ከጠር ዝርከብ መንበሪ ደቂ ሰባት ገዛ እንትኸውን ሕፃን ከዓ ንእሽተይ ጨኒኣን ከዓ ክፊ ኢልዋን ዘሎ ምሲ ኢሉ ይገልጽ።

እዚ ኣብ ገጠር ዝርከብ መንበሪ ገዛ ኮይኑ ዝተፈላለዩ ዓይነታት ሸክላታትን ዝተፈላለዩ ናይ ንብረት ገዛውትን ዝርከብዎ እዩ። እዚ ድማ ብጣዕሚ ፍልይ ዝበለ ስሕበትን መልክዕን አለዎ።

ፖላዊስ ኢትዮጲያ ብመሰረት ሕገ መንግስታዊ ፌደራላዊ ዝኮነ ዕላማ ተበጊሶም ኢትዮጲያ ሰላም ንምስፋን ከም ዝተሰለፉ።

እዚ ካብቶም መጋየፅታት ሓደ ኮይኑ ፀጉሪ ኣርቴ ይበሃል። ብፍላይ ድማ ደቂ ኣንስትዮ ኣሕዋትና ዝጥቀማሉ ብጣዕሚ ዝማላካዓሉን ፅቡቃት ዝኾናሉን እዩ።

እዚ ብጣዕሚ ዝተፈላለዩ ፅቡቃት ዝተብሃሉ ወናብርን ሓድሓድ መመላኽዕታትን መጋየፅታትን ዝርከብዎ ቦታ ኮይኑ ብጣዕሚ ሰሓባይን ደስ ብሃልን እዩ ከዓ ብወገነይ ብጣዕ ደስ ኢሉኒ።

ሓደ ሰብ ከመይ ገይረ ሰሪሐ ከመይ ገይረ እየ ክልወጥ ዘለኒ ኢሉ ወፊሩ ኣብ ስራሕ ዝውዕለሉን ዝተፈላለየ ስራሕቲ አንዳሰርሐ ዝውዕለሉን ቦታ ኮይኑ እዚ ድማ ዝተፈላለየ ስራሕቲ እናስርሐን ኣብ ።

ዋው! ብጣዕሚ ደስ ይብል። እዚ ናይ ታሕጓስን ናይ ሓጎስ ድስታን መግለፂ ኾይኑ ብፍላይ ድማ ኣብ ክብረ በዓላት ከም በዓል መስቀል፣ ሓዱሽ ዓመት፣ ልደትን ፋሲካን ዝቀርቡ መጋየፅታት እዮም።

እዚ ካብቶም መጋየፅታት ሓደ ኾይኑ አብ መንደቕ ገዛን ዝተፈላለዩ ምድብሬታት እንጥቀመሉ መጋየፂ እዩ። እዙይ ድማ ፍልይ ዝበለ ግርማን መስሕብን ከም ቱሪዝም ነገር እንጥቀመሉ እዩ።

ካብተን ንመጓዓዝያ ንጥቀመለን መካይን ሓንቲ ኮይና እዚ ድማ ናይ ኢትዮጲያ ፌደራልን ካልኦትን ኣመራርሓን እተመላልስ መኪና እያ ።

እዚ ካብቶም ዓይነታት ናይ ደቂ ኣንስትዮ ጫማ ሓደ ኮይኑ ዝተፈላለየ ሕብሪ ዘለዎን ምልኩዕ ዝኾነን ጫማ እዩ። እዚ ድማ ደቂ ኣንስትዮ ብበዝሒ ዝጥቀማሉ ዓይነት ጫማ እዩ፡፡

እዚ ካብተን ደቂ ኣንስትዮ ዝጥቀማሉ ዓይነታት ጫማ ሓደ ኮይኑ ንኽትጓዓዘሉን ንኽትከደሉን ብጣዕሚ ኣፀጋሚ እዩ። ግን ፍልይ ዝበለ ግርማን ፍልይ መልክዕን ኣለዎ።

እዚ ካብቶም ብሉፃትን ምልኩዓትን ዝብሃሉ መንበሪ ኣባይቲ ሓደ ኮይኑ ብጣዕሚ ፅቡቅ ፍልይ ዝበለ ግርማ ከኣ ኣለዎ።

እዚ ካብቶም ዓይነታት ኤለክትሪክስ ብጣዕሚ ፅቡቅን ብሉፅን ወይ ድማ ብጣዕሚ ጠቃሚ ዝተበሃለ ኤለክትሮኒክስ እዩ። እዙይ ድማ ብፍላይ ንመዝሐሊ እንጥቀመሉ ዝኮነ ምግቢ ካብ ጨና ወይ ድማ ካብ ሙቀት ገይሮም ዝብላሸው ንመዝሐሊ እንጥቀመሎም ፍርጅ እዩ።

እዚ ካብቶም መጋየፅታት ሓደ ኮይኑ ኮሚደረ እዩ፡፡ ኮሚደረ ድማ ንገፅካን ብጣዕሚ ፅቡቅን ልሙፅን ይገብረካ፡፡

ኣዴታትና ናዓና ተሸኪመን ብሕቊኤን ሓዚለን ዝተፈላለዩ ዓይነታት ሸቀጣትን ንዓና ንምምሕዳር፣ ንዓና ንምልዋጥን ዘይገብረኦ ስራሕ ከምዘየለ፣ እዚ ድማ ዝተፈላለዩ ጥዋፋትን ናይ ቤተክርስትያን ዓይነት ንብረታት ዝሽየጠሉ ዘሎ እዩ፡፡

እዚ ካብቶም መጋየፅታት ሓደ ኾይኑ እዚ ድማ ንመኪና እንጥቀመሉ መጋየፂ ዕምበባታት እዮም። እዚ ድማ ብጣዕሚ ሰሓባይን ሰሓቢትን ንኽትኸውን ይገብራ።

ካብቶም ንመንበሪ ገዛ እንጥቀመሉ ሓደ እዩ ። እዚ ድማ ብጣዕሚ ፍሉይ ዝበለ ግርማን መልክዕ ዝኮነ ቅርፅን ኣለዎ። ብጣዕሚ ድማ ደስ ዝብልን ሳሓብነት ዘለዎ ገዛ እዩ::

እዚ ናይ መግለፂ ኣርማ ኮይኑ ናይ ሕብረት ኣፍሪካ ኣርማ እዩ:: እዙይ ድማ ኣብ ኣዲስ ኣባባ ማእኸሉ ዝኾነ ን10ን ልዕሊኡ ዝኾና ሃነራት ብሓደ ዝሰርሓሉን ዝጥቀማሉን ኣርማ እዩ፡፡ ሕብረት ኣፍሪካ ።

እዚ ካብቶም ተከተልቲ ሃይማኖት እምነት ክርስትና ዝጥቀምሎም ሓደ ኮይኑ ብፋላይ ድማ አብ በዓል ጥምቀት ዝካየድ ባህሊ እዪ። እዚ ድማ ምስ ተጠመቅና ወይ ድማ ምስ ተነፀግና እንወሃቦ ቁርሲ እዪ ።

እዚ ናይ መሰረተ ልምዓት ኣኬባ እንትከውን ኩሉ ህዝቢ እናተሳተፈሉን ኩሉ ህዝቢ እናተረባረበሉን ብሓሳብ እናተገላለፀን እናተረዳድእን ዝርከበሉ እዩ፡፡

እዚ ካብቶም ዘመናዊ ማሽናት ሓደ እዩ። እዙይ ድማ ሕሩጭ ይበሃል ።ሓደሓደ ኣቁሑታትን ዝተፈላለዩ ዓይነታት መስተታት ንመዝሐሊ እንጥቀመሉ ዓይነት ማሽን እዩ፡፡

እዚ ናይ መፋለጢ ማእከል ኮይኑ ብፍላይ ድማ ናይ ባልትና መፋለጢ እዩ። እዚ ድማ መብዛሕቲኡ ምስ ስልኪ ቁፁሩን ምስ ኣድራሽኡን ዝገልፅ ናይ ማእከል መፋለጢ እዩ።

ሓደ ሰብ ኣብ ዝኾነ የኹን ቦታ ጊዜ ኸይጐደቦ ወም ድማ ብዓሰ ተወግሶ ሥራሕ ወፊሩ ተዕዋታይከም ዝኾን ይገልጽ።

እዚ ናይ ኣሕምልትን ፍራምረን መሸጢ ቦታ ኾይኑ ከም ሰላጣ፣ ቆስጣ ጒዕን ካልኦትን ዝርከብዎ እዩ።

እዙ ኸፍቶም ዓይነታት መስተሕ ሓደ ኾይኑ ብበዝሐ ኸዓ መናእሰየት ካብ ዕሥራ ኽዕ ሠዓ ዓ ዓምስ ዘለዉ ዕድሚ ዘጥቆሙሉ ኣልከላዊ መሪር መስተ እዩ።

እዚ ካብቶም ፍሉይ ቅርፅን ምዕሩግ ዝኮነ ገዛን ዝተሰርሑ ህንፃታት ፍሉይ ኮይኑ እዚ ድማ ብጣዕሚ ዝተፈለየ ቅርፅን ሰሓባይነትን ውቃበ ዘለዎ እዩ።

ብጣዕሚ ደስ ዝብል፡፡ ዋው እዚ ብጣዕሚ ፅቡቕን ምልኩዓትን ዕምበባታት ዘለዉዎ እንዃዕ ናይ እንዃዕ ተወለድካ መግለፂ እዩ፡፡

እዚ ካብዞም ባህላዊ መጓዓዝያታት ሓደ ኮይኑ ጋሪ ይብሃል፡፡ ብፈረስን ወይም ድማ ብበቅልን ዝጉተት ዓይነት መጓዓዝያ እዩ፡፡ እዚ ድማ ዝተፈላለዩ ወይ ድማ ሰባት ዝንቀሳቀስሉ እዩ፡፡

እዚ ማእከል ሕክምና ኮይኑ ብፍላይ ድማ ንደቂ ኣንስትዮ ን ንህፃናትን ዝወሃብ ፍሉይ ናይ ሕክምና ማዕከል መገልገሊ እዩ።

እዚ ካብቶም ሓያላትን ብርቱዕን ዝባሃል ኣልኮላዊ መስተ ሓደ ኮይኑ ኡዞ ይበሃል። እዚ ድማ ብጣዕሚ መስከርን ሓያልን ዝበሃል መስተ እዩ።

እዚ ፍልይ ዝበለ መልክዕን ፍልይ ዝበለ ግርማን ዘለዎ ጫማ ብበዝሒ ኣወዳት ዝጥቀምሉ ጫማ እዩ፡፡ እዙይ ድማ ብጣዕሚ ደስ ዝብልን ፍሉይ ግርማን ሰሓብነት ዘለዎ ጫማ እዩ፡፡

እዚ ፍልይ ዝበለ ቤት ፅሕፈት ወይ ድማ ናይ ግለ ሰብ ቢሮን ናይ መንበሪ ኣባይትን ቢሮ እዩ፡፡ እዚ ድማኒ ብፍልይ ዝበለ መልክዕን ስፍሕ ዝበለ ቦታን ኣለዎ፡፡ ብጣዕሚ ክዓ ደስ ይብል፡፡

እዚ ካብቶም ናይ ግሊ መድሓኒታት መውሃቢ ክፍሊ ሓደ ኮይኑ ዝተፈላለዩ መድሓኒታትን፣ ዝተፈላለዩ ምርመራታትን ዝካዮዶ መድሓኒት ክፍሊ እዩ።

እዚ ማእከል ንግድን ዕዳጋን ኮይኑ ናይ ኣሕምልትን ፍራምረን ዕዳጋ እዩ። ብፍላይ ድማ ጥቅሉል ጎመን፣ ሽጉርቲ፣ ካሮት፣ ጉዕን ፣ድንሽን ካልኦትን ይርከብዎም ማእከል ዕዳጋ ኣሕምልትን ፍራምረን እዩ ።

እዚ ካብቶም መንበረ አባይቲ ሓደ እዩ ። ፍልይ ዝበለ ግርማን ፍልይ ዝበለ ፅባቀን ድማ አለዎ። ገዝኡ ድማ ንላዕልን ንታሕትን ዝተሰቃቀለን ዝተሳረረን ኮይኑ ፍልይ ዝበለ ግርማ አለዎ።

እዚ ካብቶም ምልኩዓትን ብሉፃትን ዝብሃሉ ሓደሽቲ ዓይነታት ክዳን ኮይኑ ብፍሉይ ዝበለ ቅርፅን መልክዕን ድማ ኣለዎ፡፡

ካብቶም ስራሕትታት ልምዓት ካብ ዝበሃሉ ሓደ ተኽሊ ምትካል እንትኸዉን ዝተፈላለዩ ዓይነታት ተኽሊ እናተኸሉን ተኽሊ ድማ ብዙሕ መልክዕን ግርማን ከም ዘለዎ ከምዘርእን ይገልፅ እዩ።

እዚ ካብቶም አከባብራ መርዓ ሓደ ኮይኑ መርዓት ፅብቅ ዝበለን ምልኩዕ ዝኮነን ቤሎ ሉቢሳ መርዓዊ እውን ሱፍ ለቢሱ አብ ማእከል ዕዱማት ይዘልል።

እዚ ኣርማ ኮይኑ፣ እዚ ኣርማ ድማ ናይ ኢ/ያ ቀይሕ መስቀል ማሕበር ዝገልፅ ኣርማ እዩ፡፡ እዚ ድማ ዝተፈላለዩ ረዲኤታትን ዝተፈላለዩ ሓገዛትን ዝገብር ማሕበር እዩ፡፡

እዚ ካብቶም ዘመናዊ ኣጠቃቅማታት ሓደ ኮይኑ ቴሌብር ይበሃል:: እዚ ድማ ካብ ሓደ ስልኪ ናብ ካሊእ ስልኪ ገንዘብ ምልዋጥ ዝኮነ አቅሓን ካልኦትን ወይ ናይ ስልኪ ሰዓት ግዜን መግዝእን እንጥቀመሉ እዩ።

እዚ ናይ ኤሌክትሮኒክስ ኣቅሓ ኮይኑ ብፍላይ ድማ ንቴለቭዥን ወሊዕና ክነጥፍኣ ወይ ድማ ናብ ዝደለናዮ ክንቀያይረሉ እንክእል መሳርሒ ኤሌክትሮኒክስ እዩ፡፡

እዙይ ካብቶም ዓይነታት መስተ ሓደ ኮይኑ ዝተፃረየ ማይ ይበሃል ።እዙይ ድማ ብዝተፈላለዩ ማኣድናት ን ብዝተፈላለዩ ማሽናትን ዝተፃረየ ማይ ኮይኑ ብጣዕሚ ፍሉይ ጣዕሚ ዘለዎ ወይደሞ ንሰብነትካ ምችው ዝኮነ እዩ።

እዚ ካብቶም ንመፃረዪ ቦታታትን ፅሩይ ከባቢ ንምህላዉን ዘረጋግፁ ዓይነት ማሽን ሓደ ኮይኑ ከም ተሽከርከርቲ እንጥቀመሉ እዩ፡፡ እዚ ድማ ካብ ቦታ ናብ ቦታ ዝተፈላለዩ ጐሓፋት እንጒሕፈሉን እንድርብየሉን መሳርሒ እዩ፡፡

እዚ ናይ ቡና መሰተይ ወይ ቡና ዝስርሀሉ ቦታ ኮይኑ ብጣዕሚ ፅቡቕን ኩሉ ዓይነት ንብረታትን ተማላክዑ ዝርከብ ገዛ እዩ፡፡ እዚ ድማ ነቲ ቡና ንክትጥቀም ሰሓባይን መማላኻዓይን ይኸዉን፡፡

እዚ ፍልይ ዝበለን ብጣዕሚ ጽቡቕን ዝኾነ ዓይነት ጫማ ኾይኑ ካብ ቈዳ ዝስራሕ እዩ። እዙይ ድማ ብጣፅሚ ፍሊይ ዝበለ ግርማን ፊልይ ዝበለ ጽባቐን ኣለዎ ።ብበዚሕ ድማ ኣወዳት ዝጥቀምሉ ኣይነት ጫማ እዩ።

እዙ ካፍቶም ዓይነታት ሓምሊ ሓደ ኾይኑ ስሙ ኸዓ ስላጣይበሃል እዙ ኣብ መሬት ኣላሳሊስካ ዝበቊል ዓይነት ኃምል ወይኑ ንሚግቢ ኽንወልዑ ዓይነት ምቑር ዓይነት ጽብሒ እየ።

እዙ ኻብቱም ኤሌክትሮን ኩ ሶቝሕ ዝበል ሓደ ኾይኑ ላብቶብ እዩ እዙይ ድማ ዝተፈላለይ ሥቓሕ ዘተዃለለይ ሓሬታታትን ዘመጽ ዓይነት ነብረት እዩ።

እዙ ፍልይ ዝበለ ጽባቕን ምልኩዕን ዝኾነ ኣዳራሽ ናይ ሰንበት ቅድስቲ ቤተ ክርስቲያን ትምህርቲ ዝወሃወሉን መሰልጥን መኣኽልን እዩ።

እዚ ባህላዊ ኽዳን እንትኸውን ብፍላይካኣ ብበዚሒ ኣብ ጥምቀት ፋሲጋ ከምኡውን ልደት መርዓን እንጥቆምሎም ክዳውንቲ እዮም በጣዕሚ ከአ ደስበሃልትን ሰሓብትን እዮም ብፍላይ ኣብ ደቂ ኣንስትዮ።

።እዙ ከብቶም ኣይነታት ስጶርት ሓደ ዂዑስ እግሪ ኮይኑ ዝድማ ፍጻ መናይ መጀመርያ ዙር ምድብ ጨወታታት ፍጻመዝረኽዋሉ ወይዶሞ ፍጻምዝራ ኸባሉ እዩ

እዙ ቤት ምህርቲ እዙይ ደስብሃልን ሰሓብን ኮይኑ ተምሃሮ ዉን ብዝተፈላለየ ዕርፍትን ብዝተፈላለየ ጸወታትን ዘናጕዑ ሉን ዝስሕቑን እዩ::

ቡና ካብቶም ኣብ ኢትዮጲያ ዝፈርዩን ዝትከሉን ተኽልታት ሓደ ኾይኑ ንመዛናግዕ ዝጠቅምን እዩ። እዙይ ድማ ኢትዮጲያ ብዝለዓለ እተምርተሉን ናብ ወፃኢ ሃገራት እትልእኾሉን ዓይነት ተኽሊ እዩ።

እዙይ ካብቶም ዓይነታት መስተ ሓደ እቲ ዝኸበደን ሓያል መስከርናይትን ባህሪ ዘለዎ ዓይነት መስተ እዩ።

ጠቐላይ ምንስተር ሃገረ ኢቴጴያ ደር ኣብያ ኣሕመድ ምስ ካልኦት ናይ ወፅኣይ ጵሬዝዴንታትን ቃለ መጠየዖን ዘተን ካይድ ኣሎ።

እዙ ኻብቶም ጊዜያውን ሓደሽትን ኣይነት ዘመናዊ ኽዳን ኮይኑ ብበዝኂድማ ብራይያን ብዓደም ሓራን ከባቢ ዘርከብ ዓይነት ክዳን እዩ ብጥዓሚ ምልክዕን ጽቡቕን እዩ።

እዙ ኣብ ገጠር እንጥቆመሉ ፁሪማይ ወይ ድማ ንመስተ እንጥቆሞሉ ማይ ኮይኑን ብዝ መፃናዮ ወይ ድማ በብታራ እንጥቆሞልን እንግልገለሉን እዩ

እዙ ፍሊ ዝበለ ግርማን ፍሊዝበለ ጽባቕን ዘለዎ ሳቝር ኮይኑ ደቃንስቱ ኣኅዋትና ፍላይ ድማ ኣብ እዝነንን ኣብ ኣፍንጨንን ዝጥቆማሉ መጋየፂ እዩ።

ብተሽከርክርቲ ማኸይን ኣቢልና ማይን ዝደሎላየ ዓይነት ፈሳስን ናብ ካብ ቦታ ናብ ቦታ ከም ናንቀሳቕስ ኮይኑ እዙይ ድማ ማይ ካብ ከባቢ ናብ ከባብ እናበለ ዝጐዓዝ እዩ።

እዙ ኻብቶም ዘመናውን ሓደሽትን ዝብሃሉ ኤሌክቶርንክስ ኮይኑ ንንፋስ እንጥቆምሉ ኣብ ምቖት ዝኾነ ሰዓታት ከም ንፋስ መውሃቤ ንጥቆምሉ ማሽን እዩ።

ዓዉ ብጥዓም ደስይብሉ ኣዛለኦም ኣብ ኣውርሶም ብፍላይ ድማ ዘለዉ ቦታ ብጥዓም ሰሓባይን ጽቡቕን ዝኾነ ተማላኽዒ ኸባቢ እዩ።

እዙ ኻብቶም ኣብ መሓላልፍቲ ሚዳት ያተሓደ እንትኾን ሮድዮ ይባህል እዙ ከኣብፍላይ ኣብ ቅድም ነበረ ሰዓታት ወይምደሞ ዝኃለፉ ብዙሕተ ዓመታት ጥቆምሉ ነበሩ ረድዮ እዩ።

ብጥዕ ምጽቡቕ ም ስሓባይኒ ዘለዎ ኣቀማምጣ ምግብን ናይቡና ኣቀራርባን እዩ እዙይ ድማ ብጥዕምደስ ዝብል ቅርጽን ኣቀራርባን ኣለዎ።

ዋው ብጥዕም ደሲብል እዙይ ብጥዓም ደሥቢሓል ምግቢ ኮይኑን ካብ ብሹንጕርቲ ኮሚደረ ዂሉ ነገር ቅመማቐመም ስልሲ ዝሥራሕ ወይኑ ብጥዓሚ ጥዑሙን ምቁርን ዝኾነ ምግቢ እዩ።

እዝ ናይ ጽሕፈት መሣርሒ መኣኸል ኮይኑ ኣብዙ ዘይርከብን ዘየለዓይነት ኅብርን የለን እዙ ድማ እስተፋላ ለይ ዓይንታት ኅብርታትን ደዝብሉን ብጠዓሚ ጽቡቕ ዝኾነ ኅብሪ ዘለዎምን እዮም።

እዙ ኻብቶም ዝተፈላለዩ ዓይነታት ኤሌክትሮንክስ ኮይኑ ከም ቻርጀር ፣ሪሞትን ካልኦትን ዝርከብዎም ዓይነታት ኤልክትሮንክስ እዩ።

እዙ ኻብቶም ዓይነታት ምግቢ ሓደ ኾይኑ ብበዚኅ ድማ በይ ይኖቱ ይበሃል ስተፋላለይ ምቝራት ዓይንታት ጸብሕን ብርክዘወሉ ጸብሒታትን ዘርከብዎ ምግቢ እዩ።

እዙ ኻብቶም መዛናግዕን መዝናንይን እንብሎም ከባብታት ኢትጴያ ወይምዶሞ ብዓፋረካብ ዝርከብ ዳሎልና ናይ ዕርቲ ዓለ ዝርክብዎ ቦታ ኾይኑ ብጥዓሜት ቱርዝምን ታሪኻዊ ቦታን እዩ ንመዝናነይ ድማ ዝጥቀመሉ እዩ።

እዚ ካብቶም መሠረታዊ ልምዓታት ሓደ ኾይኑ ትምህርቲ እዩ። እዙይ ድማ ደቂ ገጠር ኣብ ሓደ በረኻ ወይም ደሞ ሓደ ቦታ ኾይኖም ትምህርቲ ወይም ደሞ ሀሁ ፊደላት እናቖጸሩ እናተራዳድኡን ዝርከብሉ ቦታ እዩ።

እዙ ኻብቶም ኣይነታት ኣልኮለዎም ወስተ ወይ ድማ ቤራ ኾይኑ ደቂ ሰባት ንመዛናግዕን ንመምሰይ ጊዜን ዘጥቆሙሉ እዩ።

ቢሮት ምህርቲ ኣገር ኢቲጴያ ዘኾነ ሓላፊ ምንስተር ቡርሃኑ ነጋ እዙ መግለጺ ዝወሉ መድራኽ እዩ

እዙ ኣብ ደዋዊ ክፋል ኢትጵያ ዝርከብ ሃመር ዝበሃል ፍልዩ ቦታ ኾይኑ እዝ ድማ ስደትን ካሃገር ምም ዝባልን ጠጠውን ኽብል ዝገብር መግለጺ እዩ።

እዙ ኻብቶም ብሉጻት ጐየይቲ ኣትሌቲክስ ኢቲጴያ ሓደ እዩ ስሙ ድማ ኣብ በበ በ ቂላ ይበሃል ብኾምኡ ድማ ጥራሕ እጕሩጐዩ ቐዳማይ ብሙፃእ ወርቂ ሽልማት መዳልያ ዝረኸበ ጐያያይ እዩ።

እዙ ኻብቶን መሣርሕታት ምግቢ እንጥቁምሎም ዝተኣሸጉ ናይ ምጉታት ናምቀርታትን ጥዕማት ዘኾኑ ንምጉታት መሣርሕን ዘርክቡሉ ቦታ ድንኳን እዩ።

እዙ ኸብቶም መንበሪ ደቂ ሰባት ዝጥቆምሉ ገዛ ኾይኑ ብጥዓሚጽቡቕን ምልኩዕን ዝኾነ ሰሓባይ ዘለዉን ውቃበ ዘለውን እዩ::

እዙይ ብፍሊ ዝበለ ቕርፅን ብፍሊ ዝበሉ ምልካዓትን ተኽልታትን ዘተኸበበ ቤት ብልዕን መስተን ምኡ ብናታትን ካልቶ ዓነት መስተታትን ዘርክብዎ ኮይኑ ብጥዓ ምደስ በሃልን ቃሕ ባሃልን ቦታ እዩ።

እዙ ናይ ሃገረይ ኢትብያ ጶሎቲካዊ መድረኽ እንትኾውን ላዕሎተ መራራሕ ኢትጵያ ድማ መግለጽ እንሃውን ኣኺባ እነመርሑን ይርከቡ።

ሓደ ሰብ ብዝተኽኣለ መጠን ፀሓይ ቝሪ እንከይበለ ወይም ደሞ ርሒቝኒ ደኺሙኒ እንከይበለ ካብ ቦታ ንቦታ ብሒቝኡ ብዝዋኑ ብዝኾነ የኹን መልክዕ ዝሠርሖ ሥራሕ ወይምዶሞ ዝልወጡ ለውጢ እዩ።

እዙ በለስ ብጥኣሜ ጥዑእዩ ደጕኡኽ ኣብ ጥኣሚ ሸዃማን ተኸዎነ ታኽሊ ኮይኑ ብበዝሕኻዓዓ ኣብ ካብታት እትግራ ኣይኮይኑ ብፍላይ ድመ ኣብ ዓዲ ግራት ዘርከብ ኣይነት ጽዑም ተኽሊ እዩ።

እዙ ኻብቶም ደቂ ተውዓትየ ዘጥቆሙሉ ጨማታት ወይ ድማ ቖዳታተሓደ ኾይኑ ብጥዓሚ ፍሊ ዝበለን ጽቡቕ ዝበለን ብራኸ ኸዓ ኣለዉ እይ ድማ ብጥዓሚ ደስ ብልን ፍል መልከዕን ኣለዎ።

እዙ ከብቶም ሓደ ባህልታትን ግብርታትን ትግራይ ሓደ ኮይኑ እዙይ ድማ ብበዝሒ ብራያ ዝፍለጥ ዓይነት ዂዳ እዩ ዝኸዓ ኽትሪዮን ክተምዖን ብጠዓም ደስብል ድምፅን ብጥዓም ደስብል ባሕልን እዩ።

እዙ ኣብ ማነም መንገዲ ኣብ ማነም ጽጋ ኾንካ ሥራሕ ኸይነዓካ ዝኾነሹምጕርቲ ኦሚ ደር ዝኾነ ኣትክልትን ፍራመረን ኂስካ ሥራሕ ብዘይምንዓቕ ፀሓይ ቊሪ ከይበልካ ሰሪሕኻ ኣበዪ ናይ መንገዲ ከምትልወጥ ዘርኢ እዩ።

እዙ ማሽን እዙይ ኻብቶም ዘመናዊ ዝብሃሉ ዓይነታት ማሽን ኮይኑ ንስፍት ክዳን እንጥቆ ሞሉ ማሽን እዩ ዝድማ ፍሊ ዝበለ ጽበቕን ፍሊ ዘለ ዝበለ ፍጥነትን ዘለዎ ማሽን እዩ።

እዙ ናይ ንግድን ዕዳጋን ማእኸል ኮይኑ ዝተፈላለይ ዓይነታት ሸቐጥን ብዙኃት ሰባት ዝጐዝኡሉን ዝዕድጉሉን ዘሸጡሉን ናይ ዕዳጋን መሸጢ መእኸል እዮ።

እዙ ኻብቶም ዓይነታት ጫማ ሓደ ኾይኑ ብፍላይ ድማ ዝተፈልየ ቝርጽም ጽቡቕ መልካዕም ዘለዉ እዩ እዙ ድማ መውዙሕቲ ኦዋን ኣብ ገዛ እንጥቆመሉ እዩ።

እዙ ኻብቶም ምቕራት ምግብታተ ሓደ ኾይኑ ብበዝኀ ድማ ኣብ መርዓ ወይም ደሞ ኣብ ክርስትና እንጥቆመሎ ዓይነት ጥዑምን ምቝርን ዝኾነ ምግቢ ሓደ እዩ።

እዙይ ኻብቶም ታሪኻውን ትፈጥራአውን ዝብሃሉ ቦታታተሓደ ኾይኑ፤ ዝተፈልየ ቕርጽን ነይውዓሉ ዝኾነ መብማላኽዕን ዘለዎ ዝተፈላለይ ተኸልታትን ዘተፈላለያን ኣንሽቲ ዓበይትን ጐወታትን ዘለዎ ቦታ እየ።

እዙ ኻብቶም ባሃላዊ መስተታት ሓደ ኾይኑ ናብ ካባብታት ምውራዕቕ ወይምዶሞ ዓድግራትን ኣብኡ ኣብ ካባብታት ዘለዉ ቦታታት ዝፍለጡ እዩ።

እዙ ደስብሃሊ ናይ ሽቐጣ ሽቐጡ ቦታ ኾይኑ ብጥዓመምልኩዕን ምስተፈላለዩን ብዙኃት ዓይነታት ኣቝሕትን ከም ዝኃዘን ኂዞኸም ዝረከብን።

እዙ ኸብቶም መጋይጽታት ሓደ ኾይኑ ፍላይ ድማ ሰፍሕ ቦታን ኣብዝተፈዓላለይ ቦታ እንጥቆምሉን መጋየጺ እዩ እዙይ ድማ ተኽልታት እንጽኹን እምበባታትልሱሩሑሉ እንተኾን ብበዝኂ ኣመርዓን ጥቆምሉ መጋየፂ እዩ።

እዙ ሓደ ኻብ ቶም ታሪኻውን ተፈጥርአዉን ቦተታት ኮይኑ እዝይ ድማ ፍሊ ዝበለ ግርመን ፍሊዝበለ መልካዕን ኅብረታት ዘለዉዎ እዩ እዝይ ድማ ኸብ መዝናኒ መዛናጋዕን ቱርዝም ንጠቀመሉ

እዙ ክፍሊ እዙይ ዝተፈላለዩ ምግቢታት ዝስርሕሉ ብፍላይ ድማ ኬክ ዳቦ ሳምቡሳ ከምኡ እውን ዝተፈላለዩ ኣነእሽቲ ምግቢታት ዝስርሕሉ ኾይኑ ብጣዕሚ ሓሪፊ ዝበሃል ምግቢ ዝሥርሕሉ እዩ።

ትራፊክ ካብቶም ሕጊ ኣኽበርቲ ዘብሃሉ ሓደ ኾይኑ እዙይ ድማ ማኻይን ሕልፍን ትርፍን ፂዕነ ንኸይኸዳን ወይ ዶሞ ብዘይግባእ ወይ ብታሪፍ ብዘይተዓቆኖ ኅልፊ ኣኽፊኢሎም ነኸይኾዱን መጠንቃቕታ ዝውልን ሠርዓዘት ሕዙሉን እዩ።

ኣብ ፀሓይ ኣብ ንፋስ ኣብ ቁር ኸየበልካ ኣብ በራኻ ዄንካ ወይም ድማ ኣብ ነጸ ኣቦታ ዄንካ ክንደይናይ ብዕልኻ ኸምት ልውጥን ዓስካኢልከ ኸምቲ ሠርሕን እዩ።

እዚ ኻብቶም ዓይነታት እንስሳ ዘገዳም ሓደ ኾይኑ ስሙ ኸዓ ኣምበሳ ይበሃል፡፡ እዙይ ድማ ብጣዕሚ ፍልይ ዝበለ ግርማን ልዑል ዝበሃል ሓይሊ ዘለዎ እንስሳ ዘገዳም ሓደ እዩ፡፡

እዙ ኸብቶም ዓይነታት ባህላዊ ጸወታ ሓደ ኾይኑ እዙይ ድማ ንሃገርካን ዓድኻን ክንደይና ይክብርን ክንደይናምፍቕርም ኸም ዘለካ ዝገልጽ እዩ እዙይ ድማ ብጣን ሕጉሳትን ደስተኛታትን ኩምዝኾኑ ዘርኢ እዩ።

እዙ ኸብቶም ካ ብወርቂ ዝሱርኅ መሠርሕታት መጋያጢ ሓዞ ኾይኑ ኣብ ክሳድ ዝግበር ብበዝኅ ድማ ደቂ ኣንስቶ ዘጥቀማሉ እዩ።

ካብቶም መሣርሕታት ጽሕፈት ገለገለ ብሮ ወርሳስ ዝጥቆ ስኾይኖም ኣብዙይ ድማ ዝተፋላለዩ ኣይነታት መሣርሕ ጽፈት ዝርክብዎ እዩ እዙይ ድማ እስቴብለር ብሮ ዕርሳስ ም ኲሉ ነገር ከም ዘርከብ

ብጣዕሚ ደስ ዝብሉ መጋየጽታት እዮም ብፍላይ ድማ ስፈታት ሓጸርቲ ተኽልታትን ኻልኦት መጋይጽታትን ዝርከብዎ እዩ።

እዚ ኻብቶም ናይ ጽሕፈት መሣርሕታት ሓደ እንትኸውን ደብተር ይበሃል። እዚ ድማነይ ዝሓለፉ ነገራት ፅሒፍና ንኽነስታዉስ ዝገብር ዓይነት ደፍተር እዩ።

ዞም መጋይ ዘተዚኡም ከቦሩርን ካሊእ ብረታብረትን ስርኅ ኾይኖም ብጥዓ ምደስ በሃልትን መመላኽዓትን እዮም ብፍላይ ከዓ ኣብ ደቂ ኣንስት እዮም።

እዚ ካብቶም መንበርታት ገዛን ንብረት አቝሑን ገዛን ዝበሃሉ ሓደ ዓራት እዩ። እዙይ ድማ ደቂ ሰባት ስድረኦምን ምስ በዓል ቤቶምን ወይ ምስ በዓል ቤተን ዝድቕሳሉ ዝድቁሱሉን ቦታ ወይንዶ ዓራት እዩ።

እዚ ካብቶም ዘመናዊን ሓደሽትን መዝናንይን መዛናግዕን እንጥቆሞሎም ኤሌክትሮኒክስ ኮይኖም እዙይ ድማ ዝተፈላለዩ ሰዓታትን ዝተፈላለዩ ድበራታትን ከራሕሕቁን ከጣፉኡ ዝክእሉ መዝናነይታት እዮም።

እዚ ብፈረስ ብበቕሊ ብኣድጊ ዘንቃሳቐስ ዓይነት መጓዓዚያ ኾይኑ ዝተፈላለዩ ኣቝሑትን ዝተፈላለዩ ከበድቲ ነገራትን ካብ ቦታ ናብ ቦታ መንቀሳቐሲ እንጥቀመሉ መጓዓዝያ እዩ።

እዙ ሓደ ዓይነት ካብ ቶም ብሉጻት ጫማታት ሓደ ኾይኑ ብድኅሪቱ ብጥዓም ብርኽ ዘለን ብጥዕም ጽቡቕ ዘበለ ኅብርን ዘለዎ እዩ ።እዙይ ድማ መዛሕተ እንደቃንስትዮ ዘጥቀማሉ ዓይነት ጫማ እዩ።

ካብቶም ዓይነታትነ ስነ-ጽሑፍ ሓደ ድርሰት እዩ እዙ ድርሰት ድማ ብደራሲ ቻርለስ ዝተብሃለ ዝተደረሰ ኾይኑ ዓቢዪ ተስፋ ዝብል እዩ እዙይ ድማ ኣመንጎኡ ኽንደይ ህልኽላኻትን ክንደይሽግራትን ከም ዘሎ ይገልፅ።

እዙ ኣዳራሽ እዙይ ናይ ዝተፈላለዩ ዓበይትን ናይ ዝተፈላለዩ ዓይነት ሠራሐትን ኣመራርሓ ዝሓዘ ኾይኑ ብጣዕሚ ጽዕጽዕ ዝበለ ቡርቱዕ ኣኸባን ዘለዎ እዩ።

እዙ ካብቶም ዓይነታት ቤት ሚልዑ መስተን ዘርከብዎ ሓደ ኾይኑ፤ ዝተፈላለይ ዓይነት ቅርጽን ዝተፈላለይ ጽባቕን ካብ ዘለዎ ዓይነት ቤት ሚልዑም መስተን መንበር እዩ።

እዙይ ከብቶሞ ዓይነታት መጋየጺ ሓደ ኾይኑ ብፍላይ ድማ ደቂ ኣንስቲዮ ዝጥቀማሉ ኣብ እዝንን ገይረን ዝመላኽዓሉን ዓይነት መጋየፂ እዩ ብጣዓም ይፍል መልከዕን ቅርጽንካ ኣለዎ።

እዚኣ ካብቶም ናይ ኢሕወደግ ኣመራርሓ ሓንቲ ኾይና ብስሚዒት ስለ ሃገራን ስለ ፍቕሪ ዓዳን እትዛረብ ዘላ እያ።

እምዝወሰቐትን ምልከዕትን ዝኾነት መኪና ኣብ ልዕሊኣ ድማ ዝተፈላለየ ዕምበባታትን ካልኦት ምስልታትን ወቲኹ ክንደይ ናይ ጽባቐን ክንደይናይ ምልክዕን ከምዝወሰት እዩ ምዝወሰቐትን።

እዚ ኣብ ቤተ ክርስቲያን ተዋህዶ ዝርከብ ኾይኑ እዝይ ድማ ኽንደየናይ ትሕትናን ክንደየናይ ፍቕርን ባህልን ጥበብን ከም ዘለዎ ዝገልጽ እዩ እዚ ድማ ብጣዕሚ ትሑትን እዚ ኻልአዋይ ከዓ ብጣዕሚ ሕጉስን ደስታን ከም ዝገልጽ

እዙ ኸብቶም መሳርሕታት ጽሕፈት ሓደ ኾይኑ ሱሙ ይስተብለር ይበሃል ሡርኁ ድማ ንብዙኃት ወረቓቕቲ ኣብ ሓደ ጥሚሩ ዙኂዝ ስፔል ዓይነት እዩ።

እዚ ካብተን ንመጕዕዝያ እንጥቀመለን ኣይነት ማኻይን ሓንቲ ኾይነ እዙይ ድማ ዝተፈላለይ ጐማታትን ዝተፈላለይ ንብራታትን ካቦታ ናቦታ ዘንቃሳቅስ ከም ዘሎ የመላኽት።

እዙ ኻብቶም ኣኅምልቲ ን ፍራምርን ዝበሃል ብበዝሒ ዝሽ የጠልን ዋና ዕዳጋ ሎውጥን ኔግድን እዩ። እዙይ ድማ ስተፋልለየ ኅምልትን ፍራምረን ጥዑማት ንምጉታት ዝኾኑ ኣኅምልትን ዘርከብዎ እዩ።

እዙይ ኻብቶም ዓይንታት ሥራሕ ሓደ ኾይኑ ዝ ድማ ሥራሕ ኣቡና ወይከኣሠራ ረሕቡና ኣይበሃል እዙይ ድማ መውዙሕተኦም ኢቲጴውያን ከብ መዛናግዕን ጊዜ ምኅልፍን እንጥቆሞሉ ሥራሕ ወይምደሞ መዛናግዒ መስተቡና እዩ።